እዙይ እንርእዮ ዘለና ምስሊ ናይ ደመራ ምስሊ እንትከውን ኣብ ባዓል መስቀል ዝክበር ብዓል እዩ። ሃይማኖታዊ ብዓልን ባህላዊ ሂደት ዘለዎ ገይሩ ዝካየድ እዩ። ካብ ዝተፈላለየ ዓይነት ሓሰራት ዕንፀይትታት ብምእካብ ዝቃፀል ዓብዪ ባህላዊን ሃይማኖታውን ዝኮነ ብዓል እዩ።

እዚ ንሪኦ ዘለና ምስሊ ናይ ሃይማኖት ምስሊ እዩ ዝኒአ፡፡ ከምንሪኦ ዘለና ኣብ ቤተ ክርስቲያን ዝኒአዉ ኣቓይሽቲ እኒአዉ፡፡ ኣብ መቖሚያ ሒዞም ኮፍ ዝበሉ፣ ጠጠው ዝበሉ እውን እኒአዉ፡፡ ከም ምርኢት ቤተ ክርስቲያን ጥንታውን ገዳምን እዩ ዝመስል፡፡ ከበሮታት እኒአዉ፡፡ ደስ ዘብሉ ቅርፃ ቕርፅታት ናይ መላእኽቲ ፎቶታት እኒአዉ፡፡